ከወሮ ወይ ከዓና ጋሪ ትባል ኣብ ቤተ ክርስቲያን ንሞዝሙር ናምቕዳስ ዝጠቅም ክወሮ ይባል ዙይ ተፋላ ለይመዝሙራት ምሥራሕ ኣብ ቤቲ ክርስቲያን ቅዳስኺከይርተሎ ዝጠቀም መሣርሐ እዩ።

ደስ ዘይብለኒ እስታይል ደስለ ዘይ ባህሊ ኣካዳኑ ኣይምስጠናና ኃሪፉ አይኾነን ደስ አይብለኒን እዚ።

ናናይ ቲብያ ናይ ኤርትራ ባንዲራ ብሓደ ለዋ ቅድሚሕ ዝነረ ሰላም ሓሪፊ ነይሩ ሕይግን ኣብ ሕማ ኩነታት ይርከብ።

ይለ ሥላ ሰ ቀደም ወፁስ ሓሪፍ ዘኾነ ምርጥ ብ ዘኾነ ሓሪፍ እና ምልክዕም ዘኾነ ዘደቁ ተኣኪዩ ሂይለ ስላሴ እዩ።

ዝበረደ ዝሓለ ጥዓም ዝዝኃለ ኣብ በረድ ዘሎ ዝበረዱ ዘይምኽኸ ካብ መጥን ኣልዕሊ ዘኂሉ ይርከብ። ብጥዕም በሪዱ ወረዱ ዝመክኽ ዘይኮነም ብጥዓም ሓየል ብዝኾነ ዝሒሉ ይርከብ።

ካብ ዝተፋላለዩ ረሳሓት ነገራ ርስሓት ክኾኒ ይኽእል እዩ። ዝተፋላለዩ መወገዲ ወይ ካዓ ምእለይ ናይ ዝተፋላለዩ ዘትዋላሸዉ ነገራት መወገድ መሣርሕ።

ቤቲ ክርስቲያን ቤቲ ክርስቲያን እና ናይ ሞነትና መሳርይ ወይቃ እተፈላ ልይህዝታት ማጢሕ ኦርተዶክስ ኮይኖም ኣብ ሓደ ዘነበሩሉ ንጌይቶዎም ጸለተ ስምዑሉ ቦታ እዩ።

ጸጽተ ኣኽወርት ሰላም ተኪድ ኣኺዋት ዝካይብስንስ ሥዓት ጸጽተ ኣኽወርቲ ሰላምና ናይቲ ፈላ ለይሃገራት እኩብ ዝኻነብ ሰላም ዝፍጥሕ ዝፈነ ብኣስፎን በሊ ኾነ ግሪ እታል ብሰላም ዝፍትሐሉ ነንገዲ ኢዩዙይ ናይ ሰላም መምርሒ።

ሽፎን ምምልኻዕ ምጽባቕን ዝተፈላለየ መልክዕ ኸህልወና ይገብረና ስታይል ና ዝተሓልኸዉንና ጽቡቓት ሰባትና ምዑርጓት ሰባትንኸዉን ይገብረና።

በቀለ ይበሃል መያባይግድብ ሥራሕ መካይድ ዘነበረ ድድሚሕ ጠዓም ጽኡ ዝ ካይራ ዘኸይነራ ሓሪፍ መራሐይ ጽ ካይራ ዘኸነበረ ይስምኛ በቀለ ኣይበሃል።

ጕዕዞ ኻኳይና ኳል ሕገር ዝግበር ብጥዓ ምዘጽለኒ ኣዓድሰይለኒ ኣሰቂእ ኹነታት እትሕልፈሉ ትበል እማቕ ችገርና ዘተፈላለዩ ኣስካሕኻን ዝኾኑ ነገራት ትሕልፈሉ ዘጥዕም ኅማቕ ዘበሃል ናይግሪ ጕዕዞ ወይቃዕብናይ መኪን እያሆን ዘተፈላ ልምሳቲ ጐዕ ዘልይ ስደት።

ኣኽርኣኽበርቲ ሰላም ናጸጥታን ዓደይ እዮም ሰላም ኽጐብራዓደ ዘጽዕሩ ናጸጽተ ኣኽበርቲ ሰላም ዝጐብሪ ዕዲ ብደንቢ ብመንግሥቲ ዘተዋምሉ እኽተዙ ዘፍጹም እዮም።

ንኤቲኦጴያ ባንዴራን ናይ ሩስያ ባንዲራን ብሓደለዋ ጥምረተንን ኃሪፊ ዘለ ቕድሚሕይ ሓሪኽፍርክቡ ነይርወ ሕይዩን ኃሪፊ ርክቡዩ ዘለዉ።